ስለስተ ኅብሪ ኣማእኸላ ሰማያዊ ኮኸው ዘለዎ ኣርማ ባንዴራ ኢቲጴያ እንትኸውን ሕዝብታት ኢቲየጴያ ድማ ለዕላውነትን መንነትን ዝጐልጹላ እያ።

እዙ ኣርማ እዙይ ናይ ኢቲዮጴያ ኾይኑ ዘሕብሮ ድማ እቲ ቖፃል ልምዓት እንትኸውን እቲ ብጫ ድማ ብሩህ ተስፋ እቲ ቐይሕ ድማ ጅግንነት ዘኅብር እዩ።

ኣብ ገዛና ይኹን ኣብ ቢራና ክንጥቆመ ለምእንኸል ንብረት እዩ እቲ ኣብ ርስጠር ቤዛ ዘላ ንውረት ድማ ንምጻሓትን ወይ ዘደለናዮ ነገር ንምኅታትን ንጥቀመላ እያ ዝትወንበር ድማ ኸፍምማል ንጥቆመሉ::

እዙይ እንርዮ ዘለና ሓድሽ ትካል ንዓማዊ ኢሉ ዘፋልጦም ናይ ሕፃውንቲ ሕክምና ኸም ዘለውን ዕሥራን ኣርዋዓትን ሰዓት ግልጋለት ከምዝህብን የፍልጥ ።

መሠረተ ልምዓት ማለት ሰባት ንሂይወቶምን ንመነባብሮኦምን ንምምሕያሽ ኢሎም ኣብ ልምዓት ዝዋፈርዎ እዩ፡፡ እዚ ልምዓት ድማ ንተሽከርከርቲን መሐለፊ ዝኾን ፅርግያ እናሶርሑ ይርከቡ፡፡

ዝኃየለ ኣሲድ ዘለዎ ዓይነት መስተ እዙይ ኣረቂ ይበሃል ኣረቂ ካብዓቐሚ ንላዕሊ ምጥቃ ንሕይወትካ ኣሥጋአይ እዩ።

ዝተፈላለዩ ሻኽላታት ኸምኒ ጀበና ፃሕሊ ኤትሮ ዝበሉ ካብ ዘተፈላለዩ ሓመዳት ዝተሠርዑ ፈይኖም መውዛሕትኡ ብደቕቃንስት ስርሑ እዩ።

እዙይ እንርዮ ዘለና ሓድሽትካል ምምራቕ ኣፍሪካ ዝርከብ ኮይኑ ቐዳማይ ናይስኒ ሕክምና ከም ዘለዎ ዘፋልጥ እዩ::

ሰባት ኣብ ዝሓሽ ዕዳጋ ኸይደ እዝጐዝእዎም ንብረት እዝተዓሸጕን ብቖሊሉኹ ባላሸዉ ዘይኾልን ንሕፃውንቲይ ኽጠቕሙና ዝኾሉ ነገራ ዝግዙ እዩ።

ካብ ቦታ ናብ ቦታ ንምንቂ ሥቕቓስ ዘጠቕምና ብዙኃድ ተሽከርከርቲ ኣለዉ ካብቶም ተሽከርከርቲ ካብኣቶም ድማ ሓንቲ ኣየር ኣብዝሓፀረን ኣብ ዝቐጠፈን ሰዓት ክተእትወና እትኸድያ::

ኅብረተ ሰብን ሥድራን ማለድ ኣብ ሓደኽባቢ ዘነውሩ ሰባት ኮይኖም ዓደ ዓይነት ባሕሊ ቛንቋ ኣከዳድና ኃይዋነት ዘለዎም እዮም።

ብጽርየትን ብዋግእን ብጕልጓለትን ተማሓሸ እንረኸወሉ እዳጋ እንትኸውን እቶም ኑገዘሙ ድማ ከም ሳምና ምሕጸብ ነፍስን ከም ሳምና ንምሕጸብ ኽዳንን ዘጕልግሉ እዩ::

ኣብ ኢትዮጵያ ብዙኃት ዝተፈላለዩ መሰታት ኣለዉና ንኣብ ነት ብራ ሓበሻ ቢራ ራያ ቢራ ሓረር ዝበሃሉ ዉዙኃት ኣለዉነ

እዘን እንርእን ዘለዋ ክተለቃንስትዮ ኣብ ገጸን ተለኺእንኦ ዘለዋ መጋየጺ ካብ ተኽሊ ዘተሠርሐ ኾይኑ ገጽና ጽቡቕን ልስልስን ንኸውን ዝገብረልና እዩ።

እዙይ ተለጢፉ ዘሎ ጋዜጣ ወይ ድማ ጽሑ ብዙኅ መላእኽቲ ዘይኅለፍ እዩ እዙይ ንምርዳእ ድማ ብጥልቀት ምንባብ የሓትት እዩ።

ኣብ ኢትኦጵያ ዝተፈራለዩ ውዙኃት መሰታት ኣለዉነ ካውኣቶም ሓደ ቢራ ቢራ ክዓቐ ንላዓለይ ምጥቃም ንጥዕ ናና ሰብቕ ኣይኮነን።

እዞም እኑርኦም ዘለዉ ሰባት ሓደ ዓይነት ግዳን ዘተኸደኑ ኾይኖም ንዓዶም ሰላምን ፍቕርን ሰነያን ንኽህሉ ዝገብሩ እየ።

እዞም እንርእኦም ዘለዉ ባህላዉን ዘመናውን ፋሽናት ክዳውንቲ መውዙሕቲኡ ጊዜ ኣብ ዓበቲ በዕላት፣ ኣብ መርዓን፣ ኣብ ክርስትናን እንጥቆምሎም እዮም።

እዝ ተጽሒፍ ዘሎ ካዘይጣን ነጺሐትን ውዙኅ መልእኽቲ ዘኅልፍ እዩ እቲ መልእኽቲ ድማ ብዛዕዋ ናይ ነዳድን ናይ የኮኖምን ክተኻኸል ኣለዎ ዝብል እዩ።

እዞም ዘተፈላለዩ መጻሕብቲ ንቲምህርቲ ብጠዕሚ ዝጠቕምና እዮ ንኣብነት እቶም መጻሕብቲ ሹሞም ድማ ከምስትሪ ፊዚክስ ስኒ ሕይወትን ዝተውህሉ እዮም::

እዙ እኑርእዮ ዘለና መጋየጺ ካብ ዝተፈላለዩ ተኽልታት ብመርክዕ ሕሩጭ ተጠሓኑ ዘቐረብ ኮይኑ ገጽና ተላኺናዮ ብሉፁን ጽቡቕን ንኾነና ዝገብር እዩ።

እዞም ንብረት ገዛ እዚዎም እቶም ብኣርከብ መበል እንጥቆምሉ እቲ ውፂኢት ተኽሊ መልከ ጣውላት ተሠርሕ ድማ ንብረት እንቕሙጠሉ እዩ።

እዙይ ካብ ቈርትን ኣብ ዕንጽይትን ዝተሠርሐ ኾይኑ መውዙሕሕቲ ጊዜ ኣብ ብተክርስቲያን እንጥቆሙለዉ ባህላውን ጥንታውን መሣርሒ ሙዚቃ ነጋርት ይብሃል።

ኲሎም ሓደ ዓይነት ክዳን ተኸዲኖም ዘለዉ ብስጶተኛታት ኣብ ኢቲብያ ንመበል ኤሥራነ ኣረዋዐትን ዊያ ነዊኅ ርህቐት ዘተወዳደሩ እዮ።

ብዙኃት ዝተፈላለዩ ማሽናት ኣለዉና ካብኣቶም ሓደ ንብሽክቲ ንምዕሻግ ዝጠቕመና ካልኣይ ድማ ምስልሳት መስተ ንምምራት ይጠቕመና።

እዙ እንሪእዮ ዘለና ካብ ኡፅዋት ብመልክዕ ጣውላ ዝተሠርሐ ኾይኑ ናይ ገዛና ወይ ናይ ብረና ቡዙኃት ንብረት ክንኦምሙጠሉ እንኽህል እዩ።

ብዙኃት ሰባት ቅርሺ ብምኽፋል ብዙኅ ጕልጓሎት ዝረዂሉ ቦታ እንዳሚግን ዳመስተን ይበሃ። እዙይ እንዳሚግን ዳመስተን ንተገልገልቶም ብጽሬየትን ብጽፈትን ዘቕሩቡ እዮም።

ብዙኃት ዝተፋላለያ ተሽከርከርቲ እቲዝወስድኦ ነዳዲ የለን ተባሂለን ካብ ሠርሐን ኣቋሪፀን ኣብ ሓደቦታ ተኣኪበን ይርከባ።

ሰለስተ ኅብሪ ዘለዋ ኣማእኸላ ሰማያዊ ኣርማኾኾም ዘለዋ ባንዴራ ኢቲዮጵያ እያ እዛ ባንዴይራ እዚኣ ሕዝብታት ኢቲዮጵያ ሓድነትን ዝገልጸና እያ።

ካብ ዝተፈላለዩ ኣትክልቲ ካለት እፅዋትን ሠርሐብ መልከዕ ጠውላ ኾይኑ ናይ ዝተፈላለይ ንብረት ገዛናን ወይ ዝተፈላለይ ነብረት ብይረን እቐሙጠሉ እዙይ ንብረት እዩ።

እዙ ኣቶም ሓደ ዓይነት ክዳን ተኸዲኖም ዘለዉ ሰብዓት ንሃገሮም ንኅብረተሰም ሰላምን ፍቕርን ንኽህሉ ዘገብሩ ሠብ ሥልጣን እዮም።

እዙ እንርዮ ዘለና ቕርሲ ካብ እምኒ ተፈልፍሉ ዘተሠራሐ ኾይኑ ሰባት ካብ ካልእ ቦታ ሞፂኦም ዝግዉንይዎ ሓድጊ እዩ።

እዞም እንርኦም ዘለና ሰባት ሓደ ዓይነት ክዳን ዘተኸደኑ ኾይኖም ንሓገሮም ሰላምን ፍቕርን ቅሳነትን ንኽህሉ ዘገብሩ ተኸላኸልቲ እዮም።

ካብ ዝተፈላለዩ ቦታ መጺኦም ሰባት ክዕድጉልን ክልዉጥልን ክሸጡልን ክጐዝእሉን ዝኽእሉ ቦታ ዕዳጋ እዩ እቲ ሸጥዎን ዘልዉጥዎን ዕዳጋ እነይ ዕዳጋ ድማ ሽጉርቲ ኮሚደረ ጕዕ ጎምን ዝኣመሶሉ እዮም።

እዙይ እኑርኦ ዘለና መጋየጺ መውዙሕቲ ጊዜ ደቃንስትዮ ኣብ ክሳደንን ኣብ እዝነንን ዝጠቆማሉ ኾይኑ ካብ ጥርቀለምን ንሃስን ዝተሠርሐ እዩ።

እዞም መጋየጽታት እዚኣቶም መውዙሕቲ ጊዜ ደቃንስትዮ ኣእዝነንን ኣብ ክሳደንን ዝገብርኦ ኾይኑ ካብ ጥርቀለምን ንሃስን ዝተሠርሐ እዩ።

እዙ መገህየጺ እዙይ መብዛሕቲኡ ጊዜ ደቅ አንስትዮ ዝጥቕማሉ ኾይኑ ኣብ ውሽጢ ሓደ መዓልቲ ገጽና ከጸብቐና ወይ ከመላኽአልና ዝኽእል እዩ::

እዚ እንርእዮ ዘለና ቦታ ብዙኅ ዝተፈላለየ መጋይስታድ ተገይርዎ ዘሎ ኾይኑ፤ መብዙሕቲ ጊዜ ናብ መድርኽ ወፂኦም ደረፍቲ ዝጥቆምሉ ቦታ እዩ።

ኣብ ገዛና ወይ ኣብ ጕረቤትና እንጥቀም ሎም ንብረት ብዝኃት ኣለዉ ካውኣቶም ድማ ሓደ ወንበር ከትኒ መበደ ይጠቕመና ጣውላ ድማ ኣቝሕትኒ መቕማጥ ይጠቕመና።

እዛ እንሪኣ ዘለና ጓልዓንስሰይቲ ተኸዲናቶም ዘለዉ ኾዳውንቲ ናይ ኢልዕሊ ሳዕዳ ናይታሕቲ ድማ ጸሊም ሥረ እንትኸውን ኣብዚ ወርሒ እዙይ ዝሞፁ እዮም።

ብዙሓት ዝተፈላለዩ ናይ ገዛ ንብረት ኣለዉና። ካብኣቶም ድማ ሓደ ነጸላ እዩ ።ነጸላ ካብ ቊሪ ክንከላኸለሉ ንኽእል መንጸፍና እውን ክኸውን ዝኽእል እዩ።

ወለዲ ንደቆም ናብቲ ምህርቲ ይሰድዎ ቶምቶም መሃሮ ድማ ጽልጠትን ሠናይቲፍጋርን ስነሥርዓትን ተምሃይሮም ወፂኦም፤ መጨረሽ ናይተዓድ ተረከብትን መልባዕትን ኣብ ሥልጣን ተረከብትን ይኾኑ አዮም።

እዞም መጋያጻት እዚኣቶም ምዙሕቲ ጊዜ ደቃንስትዮ ኣብ እዝነን ዝገብርኦ ኾይኑን ካብ ጥርቀለምን ንሃስን ዝተሠኁ እዮም።

ስፖርት ማለት ሰባት ኣካላዊ ጠንካረን ዕቤትን ዘረኸውሉ እንትኸውንን ሕዚ ዘለ እዋን ተደላይን ተስፋ ዘለዎን ሠራሕ እዩ::

እዛ እንርኣ ዘለና ጓልዓንስተይቲ ተሸኪማቶ ዘላ ማይዝ መልአ ጌሪካን እዩ እዙ ድማ ኣብ ከባቢ ዓፋር ብህለ ኅብረ ተሰብ እዩ።

ሕዝቢታት ኢቲዮጴያ ጅግንነትን መንነትን ልዓላውነትን ዝጐልጽላ ባንዴራ ሠለስተ ኅብሪ ዘለዋን ኣብ ማእኸላ ሰማያዊ ኮኸብ ዘለዋን እያ።

እዞም እንሪዮም ዘለና ብዙኃት ውፅኢት ኣትክልቲ መዙኃቲ ጊዜ ንሚጕ እንጥቆም ኣሎም ኢና ንኣብነት ከምባናና ባጳየ መንጎ ዝበሉ እዮም።

እዙ እንርዮ ዘለና ሰባት መደቀስን ንመጽለልን ዝጥቖሙሉ ገዛ ዝበሃል ኮይኑ ኣብ ቅድሚቱ ድማ ዘተፈላለየ ኣትክልቲ ዘለዎ እዩ።

እቲእዙይ መጋየጺ እዙይ ወዲን ጓልን ሶታ ዘይፈሊ ኲሉ ኣውክሳዱ ዝጥቆ ሞልን እንትኸውን ካብ ብሩርን መሃስን ዝተሠርሐ እዩ።

ብና ንድቂ ሳባት ንመነቓቕሕን ንመዛናግዕን ንመዘናነይን ዘጥቆሙሉ ኾይኑ ፤ብና ኽቕረኮሎም ዘቕረቡ ድማ ትኸምንፋንድሻ ፣እምባሻ ኣለዉ።

እዛ እንርኣ ዘለና ኳልዓንስተቲ ብንና ኣትሊሓ ና ፊንጃድ ተቐድሕ ኣላ ቡንና ንመዛናግዕን ንመነቓቕሕን እንጥቖመሉ እዩ።

ነዞም ሕጾውንቲ እዚኣቶም ንምምሃር ብዙኅ ነገራት ቀሪባትሎም ኣላ እቶም ዝቐርበትሎም ድማ ዘይቲ ፣እንቋቕሖ፣ ሕርጭን ካልኦት ድማ ደቀቕቲ በዓል ምጥሚጣን በረበረን ኣላ።

ፋሽን ማለት በብ ወርሒ ወይ በብ ዓመት ወይ በብ ፍርቃ ዓመት እናተ ቀይየረ ዘመጽእ ኾይኑ ተኸሪናት ዘላ ጥልፍን ኣሣረ ገራተ ዘላ ወርቅን አዩ ::

እዝ ተጻሒፍ ዘሎ ጋዘይጣ ዊቓዓ መጺሐት ብዘኅ መላእኽቲ ዘኃዚ እዩ ።ዝተፈላለዩ ባንክታትን ዝተፈላለዩ ድርጅታትን መልእኽቶምን ኡነገሮምን ዘኅልፈሎም እዩ።

እዝ ኤሌክትሮኒክስ እዙይ ንምዝነ ግዕን ንምዝናይን ዝጠቕመና ኾይኑ ኣርእስና ገይርና ሙዚቃ ክንሰምዕሉ እንኽእል እዩ።

ብዙኃት ኤለክትሮኒክስ ኣለዉነ ቀብኣቶም ድማ ሓንቲ ሞባይል እየ ሞባይል ኣብ ዘለናዮኾንና ናብ ዝደለናዮኣብታ ብዙኅ መልእኽትን ብዙኅ ጠቕምንክ ክነብፀሀላ ንክእል አና ::

እዙ እኑርኦ ዘለና ፋሽን ክዳን መዙሕቲኡን ደቃንስትዮ ኣኣበይቲ ብዕላትን ክርስትናን መርዓን ዝኸዶንኦ እዩ።

ሰባት ካብ ሰፈላለይ ቦታ መጺኦም ዝገዙልን ዘሸጡሉን ቦታ ዕዳጋ የበሃል እቲ ሸያጢ እተዝረኾሉ እቲ ገዛእዩ ድማ ደስት ዘደ ንብረስ ዝገዘሉ ቦታ ኣዳጋ እየ::